ብዙሓት ዓይነት መዘናግዒ ቦታታት ኣለዉ፡፡ እዚ ኣብ ምስሊ ንሪኦ ዘለና መዘናግዒ ኣብ ከተማ ኣኽሱም ዝርከብ መዘናግዒ ዶ ይመስለኩም?

ብዙሓት እንስሳ ዘገዳም ኣለው፡፡ ካብቶም ብዙሓት እንስሳ ዘገዳም እዚ ኣብ ምስሊ ንሪኦ ዘለና ሓደ እዩ፡፡ እዚ እንስሳ ዘገዳም እዚ ተመጋቢ ስጋ እዩ፡፡ እዚ እንስሳ ዘገዳም እዚ እንታይ ይባሃል፡፡

ብዙሓት ዓይነት እምነታት ኣለው። ኣብ ሃገርና ኢትዮጰያ ብዙሓት እምነታት ኣለው። እዚ ኣብ ምስሊ እንሪኦ ዘለና እምነት ወይ ድማ እዞም ኣብ ምስሊ እንሪኦም ዘለና ሰባት ብእምነት ኦርቶዶክስ ዝተመርዐዉ ዶ ይመስለኹም?

ብዙሕ ዓይነት ቅዲ አከዳድና ቅዲ አከዳድናታት አለው። ካብዞም ብዙሓት ዓይነት ቅዲ አከዳድናታት ድማ እዚ አብ ምስሊ እንሪኦ ዘለና ቅዲ አከዳድና ፋሽን ዶ ይመስለኩም?

ቡዝሓት ዓይነት እ ናብ ሸቀጥ ናብ ሸቐጥ ዝቀርቡ ወይድማ ዝሽየጡ ኣቁሕታት ኣለው። እዞም ኣብ ምስሊ እንርእዮም ዘለና ኣቁሕታት ድማ እ ናይ ሸቀጣ ሸቀጥ ኣቑሑት ዶ ይመስልኩም?

ብዙሓት ዓይነት እፅዋታት ኣለው:: ካብእዚኦም ብዙሓት ዓይነት እፅዋታት ድማ እዚ ኣብ ምስሊ ንሪኦ ዘለና እፅዋት እንታይ ዓይነት እፅዋት ይመስለኩም ?

ብዙሓት ዓይነት ኣገልግሎት ወሃብቲ ትካላት ኣለዉ፡፡ ካብዞም ብዙሓት ኣገልግሎት ወሃብቲ ትካላት ድማ እዚ ኣብ ምስሊ ንሪኦ ዘለና ትካል ፍትሒ ከንግሰልና ዝኽእል ዓይነት ትካል ዶ ይመስለኩም?